እዘን አብ ምስሊ እንሪኤን ዘለና ሓደ ካብተን እንስሳ ዜብየት እየን:: እዘን አብ ምስሊ እንሪአን ዘለና ሽመን እንታይ ይባሃላ:: ናይ መን ውላድ ከ እየን?

እዚ ኣብዚ ምስሊ እንሪኦ ዘለና ሓደ ካፍቶም ጀጋኑ ተቓለስቲ ዉድብ ህዉሓት ወይ ክዓ ህዝባዊ ወያነ ሓርነት ትግራይ እዩ። እዚ ወዲ መን ይብሃል?

እዚ እንርኦ ሓወልቲ ኣክሱም ይባሃል ሓደ ካብዞም ቅርስታት ናይ ኣክሱም ሓወልቲ ዘለዉ ኮይኑ ኣብኡ ወዲቁ ተሰባቢሩ ይርከብ።

እዚ አብዛ ምስሊ እትሪኢዎ ዘለኩም ሓደ ናይ 'ንዳ ክዳውንቲ ሳንጣ ከምኡ እውን ካልኦት ዝተፈላለዩ ዓይነታት ነገራት መሸጢ እዩ፡፡ ስሙ እንታይ ይበሃል?

እዚ ፎቶ ዝረኣየና ዘሎ ገዛዉቲ ባህላዊ ገዛዊቲ እዩ ጎጆ ይብሃል ካብ ሳዕሪ ዝተሰርሐ ኮይኑ ብታሕቲ ብጭቃን እምኒን ዝተነደቀ እዩ።

እዚ ኣብ ምስሊ እትርእይዎ ዘለኹም ካፍቶም ሓደ ዓይነታት ዝራእቲ ሕርሻ እንትኸዉን ሽሙ እንታይ ይብሃል? ንምንታይ ከ የገልግል?

እዚ ሰልፊ ለካቲት 11 እንትኽበር እንትኸውን ህህቢ ትግራይን ባንዴራ ትግራይን ከምኡ እዉን አርማ ህወሓት የረእየና ኣሎ።

እዚ ኣብዚ ምስሊ እንሪኦ ዘለና ናይ ሓንቲ ሃገር መግለፂ ሰንድቕ ዓላማ እዩ። እዚ ሰንዽቕ ዓላማ ናይ መን ሃገር እዩ? ናይ ምዓዝ ዓ/ም ከ እዩ?

እዚ ኣብዚ ምስሊ እትርእይዎ ዘለኩም ካብቶም ሓደ መግለፅታት እምነተ ሃይማኖት ዝኮነ ገዳም እዩ። እዚ ገዳም እዙይ ኣበይ ይረከብ? መን ከ ይባሃል?

ያው ኣብዚ ምስሊ መንግስቲ ኣሜሪካ ትራምፕ መግለፂ እንዳሃበ ብድምፂ ወያነ ትግ ራይ እናተመሓላለፈ ይረአየና ኣሎ፡፡

እዞም ኣብዚ ፎቶ ዝረአዩ ዘለው ናይ ፅባቐ መማላኽዒ ደቂ ተባዕትዮ ይኹን ደቂ ኣንስትዮ ኮይኑ ናይ ምቅባእ ሻምቦ ዝኣመሰሉ ይርከብዎ።

እዚ ዝረኣየና ዘሎ ተክሊ ፓፓዮ ይባሃል። እና እዛ ብጫ ፓፓዮ ዝበሰለት ፓፓዮ እያ እዘን ዝተረፋ ግን ገና ዘይበሰላ ፓፓዮ እየን።

እዞም ኣብዚ ምስሊ እንሪኦም ዘለና ሰባት ናይ ሓደ ጋንታ ኩዕሶ እግሪ ደገፍቲ እዮም ።እዞም ናይ ጋንታ ኩዕሶ እግሪ ደገፍቲ ናይ መን እዮም?

እዛ ምስሊ እንሪ ዘለና ጋሪ ትበሃል፣ ያው 4ተ ጎማ ኣለዋ ብበቕሊ ወይ ድማ ብኣድጊ ክትጉተት ትኽእል እያ ካብኡ ኣብ ላዕሊ ቦጥ ኣለዋ እዚ ቦጥ ድማ ማይ እንዳመልኣኻ ካብ ሩባታት ይኹን ካብ ርሕቕ ዝበለ ቧንቧ ናብ ገዛታት ንምክፍፋል ትጠቅም።

እዚ እንርእዮ ዘለና ገዛ ሓደ ካብ ኣክሱም ዝርከብ ኮይኑ ናይ ባህላዊ ስፌታት ከምኒ መሶብ፣ ሌማት፣ ቀለምሲስ ዝአመሳሰሉ ዝሽየጠሉ ቦታ እዩ።

እዚ ኣብ ምስሊ እንሪኦ ዘለና እንስሳ ካፍቶም እንስሳ ዘቤት ሓደ ኾይኑ ከም መፅዓኒ ዘገልግለና ከምኡ እውን ካብ ቦታ ናብ ቦታ ንምጉዓዝ ዝጠቕመና ዓይነት እንስሳ እንታይ ይባሃል?